እዚ አብ ምስሊ ንሪኦ ዘለና ንንበልዖ ይኩን ንእንሰትዮ ነገር ከሙቀልና ወይ ከዓ ከብስለልና እንጥቀመሉ ዓይነት መሳርሒ እዩ።

እዚ ኣብ ምስሊ ትሪእዎ ዘለኩም ኣብ ቤት ትምርቲ ካብ ንጥቀመሎም ዓይነታት መሳርሒ ሓደ ኮይኑ ኣብ ፀሊም ስሌዳ ዝፅሓፍናዮ ፅሑፍ ንምድምሳስ ዝጠቅመና ዓይነት መሳርሒ እዩ ።

እዞም አብ ምስሊ ንሪኦም ዘለና አቦ አባ ዘወንጀል ይበሃሉ። አብ ከባቢ ኢሮብ ፍሉይ ቦታ ዓሲምባ ዝርከቡ አቦ እዮም።

እዚ አብ ምስሊ እንሪኦ ዘለና ገዳም አውነ ጰንጦሎን ይብሃል እዚ አብ ክልል ትግራይ ከተማ አክሱም ዝርከብ ጥንታዊ ገዳም እዩ፡፡

እዚ ኣብ ምስሊ እትርእይዎ ዘለኩም ዓይነት ምግቢ ጥሕሎ ይብሃል፤ እዚ ከዓ ኣብ ክልል ትግራይ ከተማ ዓዲግራት ብበዝሒ ዝዝዉተር ዓይነት ምግቢ እዩ።

አብዚ ምስሊ እትሪእይዎ ዘለኩም ባህላዊ ክዳን አብ ክልል ትግራይ ብበዝሒ ዝዝውተር ባህላዊ ክዳን ኮይኑ፤ መፀዊዕኡ ከዓ ጥልፊ እናተብሃለ ይፅዋዕ፡፡

እዚ ኣብ ምስሊ ትርእይዎ ዘለኹም ናይ ንግዲ ቦታ ኾይኑ ሸያጣይን ዓዳግን ዝራኸብሉ ቦታ እንትኸዉን ኣብዚ እንረኽቦም ግልጋሎታት ክዓ ንምግብነት ዝጠቕሙና መሕፀቢ ዝጠቕሙና ካልኦት ኣቑሕታትን ንረኽበሉ ቦታ እዩ፡፡